ኣብ መብዛሕቲአን ቤት ምግብታት ለለዉ፣ ምግብታት ብዙሓት ጊዜ ተመሳሰልቲ እዮም፡፡ እዚኦም ደማ ወይ ፋታ፣ ፉል ብያይነት ፣ፍርፍር ዝመሳሰሉ እዮም፡፡ እዚ ሓደ ትስራሕ ተሎ ብጣዕሚ ቐልጠፍቲ እዮም፡፡ ሓደ ደማ ለዝተገልጋላይ ብጣዕሚ ርካሽ ስለልኾኑ ኣብ መዝሕቲኦም እንዳ ምግብታት ለይሳኣኑ እዮም፡፡

;ኣው ማጨው ብዙሓት ወተላእቲ የለዊ እንቲ ልዓባ ይሊ ባል ታደለ ሁትሊባል በዓል ሓሙሽተ ደብሪ ሕንጻ እዩ ብዙሓት ብዙሕቲዮምሣራት ደማ ኖዮም ልጥቀሞ ኻሊ ለም ለም ሆትይ ኤል ባል ንዎ ሸዊት ወትሊ ባልንእዎ ካብ ወፃገን ንሳሕጥኦም ብጣሚን ይሽተይ ሰብይይልጥቀሙ ኣለ:

ናይ ቦንዳ ንግዲ ብጥዕሚ እዩ ኣትራፊ። ንዙይ ድማ ኣኮይ መረጋገጽ እዩ፣ ዂልሻዕ ቐዳም ቐዳምን ረቡዕ ረቡዕን ኣብ ዕዳጋ ወፅዩ ይሸጥ እዩ። እዙይ ድማ ብጣዕሚ ብዙሓት ሰባት ስለ ዝገዝእዎ ብጣዕሚ እዩ ዘትርፍ ኲልሻዕ።

ኣብ ማይጮው ዓበይቲ በሃል ሆቴላት ንእሽተይ እዮም ዓበይቲ ልበሃል ታደሊ ወተ ልበሃል እዙይ ድማ ባልሓምሽተደብረ ሕንፃዮ ኣፀዙ ለምለም ሆተል ጠኻደ ደማ ሠዉርት ወተይ በሃል ነይዉ ቶም ልተረፉ ግና ንእሽቶይተጠቃም ስለ ዘለዎም ዓቦይቲ ወቴላት ኣይበለይ።

አብ ማይ ጨው ቡዝሓት ሆቴላት የለውን እቲ ሓደ ዓቡይ ተባሂሉ ዝጥቀስ ታደለ ሆቴል ይበሃል በዓል ሓሙሽተ ደብሪ ህንፃ እዩ ካልኣይ ለምለም ሆቴል ሳልሳይ ሸዊት ሆቴል ዝበሃሉ እኒሂዉ ዝተረፉ ዓበይቲ አይኮኑን ቡዙሕ ሰብ ተጠቃሚ ድማ የብልምን::

ኣብ ማይጨው ዓበይት ዝበሃሉ ሆቴላት ዳርጋ የለውን እቲ ዝዓበይ ዝባሃል ታደለ ሆቴል ይባሃል። እዚ ድማ ባዓልሓሙሽተ ደብሪ ሕንፃ እዩ። ካልኣይ ሸዊት ሆቴል ዝባሃል እንሆ ተወሳኪ ለምለም ሆቴል ዝባሃል እንሆ ካብዚ ዝተረፉ ግን ብዙሕ ሰብ ስለ ዘይጥቀምሎም ዓበይቲ እዮም ንምባል ኣይካኣልን።

ኣ ማጨው ዓበይቲ ሁተ ላትየለዊ ቲዕልዓዊ የልባል ታደልሁተይ የልባል እዙይ ድማ ባል ኃምሽ ደብሪ ሕንፃ እዩ ፤ኻልይ ለምለም ሁትይ ልበሃልን እያ፤ ድማ ሸዊት ወተይ ልበሃልን እያ።

ኣብ ማይጨው ዓበይቲ ልብሃሉ ሆቴላት ዳርጋ የለውይ፡፡ ቲዓብይ ልባሃል ታደለ ሆቴለ ልባሃል፣ እዙይ ድማ በዓል ሓሙሽተ ደብሪ ሕንጻ እዩ፡፡ ኻልኣይ ሸዊት ሆቴል ልበሃል እንኦ ተወሳኺ ለምለም ሆቴል ልባሃል እኒኦ ልተረፉ ግና ብዙሕ ሰብ ስለ ለይ ጥቐመሎም ዓበይቲ ሆቴላት ክንብሎም ኣይንኸልይ፡፡

እንዳ ቡናታትን መጐታትን ዋላኳ ጽቡቕ ትርፊ ለለዎም ስራሕትታት እንተኾኑ ፅሬየት ምሕለይ ግን ብጣዓሚ ኣድላይ እዩ፡፡ ምኽንያቱ ድማ ብዙሕ ሕዝቢ ተጠቃሚ ክኾን በተለይ ብዙሕ ሕዝቢ ፃዕቒ ዝህልወሉ ጊዜ ብፍጥነት የድልይ እዩ፡፡ ካብኡ ግን ፍጥነት ስለ ስለድልይ ጥራሕ ፅረየት ክቕንስ የብሉን

ኣብ ማይጨው ንሽጢ ሆቴላት ዮም ሌለዉ ትልዓበ ኤሊበሃል ታደለ ሁቲ የልበሃል እዙይ ድማ ባልል ሓሽተ ደብሪ ሕፃ እዩ ኻልዕ ለም ለም ሆት ልበሃልነዎም ሠልሳይ ሸዊት ወተይ ድበሃልንእያም ልተረፉ ግን ምንዘሕ ድዮም ንሽት ተጠቃም ስ ለለለዎም ዓበይት ወቴላት ኣይበሃሉ::

ኽዳውንቲ ቦንዳ ምግዛእ ብጣዕሚ ጽቡቕ እዩ። ኾይኑ ግና ብደምቢ ምሕፃብ የድልይ ምኽንያቱ ድማ ሓደ ሰባት ተኸዲኖ ዝፀንሑ እዮም፣ ካልእ ድማ ኣብ መጓዓዚ ጊዜ ካብ መንገድ ላብ መንገድ እንቲጉዓዝ ከሎ ብደምብ ስለ ዘይሕዝዎ ካብቲ ላብቲ ስለልድብርይዎ ምሕፃብ ብጣዕሚ ኣገዳሲ ይገብሮ ማለት እዩ።

ኣ ማይጾው ንእሽተይ ሁቲ ላት የምለለዉ ትልዓበይ ልበሃል ታደል ሁት ልበሃል ባልሓምሽተ ደብሪ ሕንጻዩ ኻሊእ ለምለም ሆቲ ልበሃልንእዎ ኻሊ ሸዊት ወቲ ልበሃልን እዎ ቶም ልተረፉ ግን ብጥዓ ምንእሽተ ስለለኾኑ ብዙኅ ሰተ ጠቃም የውሎሚ።

ዳ ቡን ወይ ዳ ምግብታት ምኽፋት ንደቂኣንስትዮ ብጥዕሚ ጽቡቕ ስራሕ እዩ። እዙይ ድማ ኻልእ ዓይነት ትምህርቲ ኽውስካሉ ኣየድልየንን ብቐሊሉ ኽሰርሐኦ ዝኽእላ ነገር እዩ። እዙይ ድማ ብቐሊሉ እናሰርሓ ሕይወተንን ሕይወት ቤተሰበንን ክቕይራሉ ልኽእል ዕድል ስለዝህበን ብጣዕሚ ጽቡቕ ስራሕ እዩ።

ኣብ ማይጨው ዓቦይቲ ሆተያት ልብሃሉ ዳርጋይ የለዊ ቲልዕበይ ልብሃል ሸዉት ወተይ ልበሃል እዙይ ድማ ብዓልሓሙሽ ደብርሕ ነጻዩ ኻሊ ለም ለምሁቲይ ልበሃሉንእዮ ኻሊ ሸዉት ወተይ ልብሃሉንእዮ ቶምልተረፉ ግና ብዙኅሰ ስለለይትቀመሎም ዓቦይቲ ወቴ ላት ንህሎም ኣይንኸሊ።

ኣብ ማይጨው ካብለለ ሆቴላት ልምዝርዛር ትልዓበይ ታደለ ሆቴል ይበሃል። ኣብ መዞርያ ይግነይ ብጐንድ ደማ ለምለም ሆቴል ልበሃል እንእዮ በዓል ሰለስተ ደብሪ ሕንፃ እዩ። ንእሽተይ ኽይድ ኢልኻ ለለ ሸዊት ሆቴል ልበሃልን እንኦ እዚይ ለለ ብዙሕ ሰብ ዝጥቀመሉ እዩ።

ኣብ ማይጨው መጀመርያ ጊዜ ናይ ዕደጋ ማእኸል ተኸፊቱን እዮ፡፡ እዙይ ድማ ብዓል ሓሙሽተ ደብሪ ሕንጻ ኾይኑ ኸዚ ብዙሓት ግልጋሎት እላሃበ ይርከብ፡፡ ዳፑል፣ ዳ ቦንዳ ዳ ልተፈላለየ ትምህርቲ ንወስደሉ ንኽእል ብዙሓት ኣገልግሎታት ላሃበ ይርከብ፡፡

ቦንዳ ክዳውንቲ ምጥቃም ፅቡቅ እዩ። ኮይኑ ግና ምሕፃብ የድሊ ምክንያቱ ድማ ብዙሕ ሰብ ገይርዎ ስለ ዝነበረ ብተወሳኪ ድማ ካብ ቦታ ናብ ቦታ ብጥንቃቀ ስለ ዘይሕዝዎ ቅድሚ ምክዳንካ እንዳሓፀብካ ምጥቃም ብጣዕሚ ኣገዳሲ እዩ።

ኣብ ማይጨው ብዙሓት ሆቴላት የለዉይ ኢሊካ ይካኣል እዩ፡፡ ካብቶም ልለዉ መጥራስ ግን ሓደ ታደለ ሆቴል እዩ ልበሃል፡፡ ኣብ ማይጨው ትለዓበየ እዩ፡፡ ኻልኣይ ለምለም ሆቴል ልበሃል ንኒሆ፣ ሠልሳይ ሸወት ሆቴል ልበሃል አኒኦ፡፡ ኻልኦትለ ንኔአው ዮም ፣ግን ብመጠኖም ይኾን ብኻሊእ ዓውይ ዓበይቲኦም ልበሃሉ ኣይኾንይ፡፡

ቦንዳ ክዳውንቲ ምግዛእ ብጥዕሚ ፅቡቕ እኳ እንተኮነ፣ ብደንቢ ምሕፃብ ግን የድሊ እዩ። ምክንያቱ ድማ መጀመርያ ሰባት ይክደንዎ ነይሮም እዮም ካልኣይ ደማ ኣብ መጓዓዓዚ ካብ ሓደ መንገዲ ናብ ካልእ መንገድ ተኸድተሎ ብጥንቃ ቐ ስለ ዘይሕዝዎ ምሕፃብ ብጣዕሚ ኣገዳሲ ይገብሮ።

ኣብ ማይጨው ዓለባ ቦንዳ መሽጢ ቦታ ዕደጋ ቀዳም እዩ፡፡ እዙይ ድማ መብዛሕቲኡ ጊዜ ቐዳም ቐዳም ካብ ማይጨው ሓሊፍካ ካብ ሞኾኒ ካብ ኣላማጣ ካብ ብዙሕ ቦታታት ብዙሓት ተጠቀምቲ ስለ ልመፁ ሸያጦ ናይ ቦንዳ ብዙሕ ኽዳን ሸይጦም ናይ ምውዓል ዕዱሎም ስለ ዘስፍሕ ዕደጋ ቀዳም ብደምቢ አዮም ልመርፅዎ፡፡

ኣብ ማይጨው ንእሽተይ ሆቴላት እዮም ዘለው እቲ ዝዓበየ ታደል ሆቴል ይባሃል። እዙይ ደማ ባዓል ሓምሽተ ደብሪ ሕንፃ እዩ ኻልኦት ለምለም ሆቴል ዝባሃል እንኦ ሸዊት ሆቴል ዝባሃል እነኦ ዝተረፉ ግን መብዛሕቲኦም ብዙሕ ሰብ ስለ ዘይብሎምብዙሕ ሰብ ተጠቃሚ ስለ ዘይብሎም ዓበይቲ ሆቴላት ኣይባሃሉን።